ማሽናት ካብ ማሽናት ሓደ መእረይ ወርቂ እትትከውን መእረይ ወርቂ ማሽን ማግኔታዊ ስሕበት ተጠቂማ ወርቂ ኣብ ምንታይ ከምዝርከብ ትፈልጠና ዓይነት ማሽን እንትትከውን እዛ ማሽን እዚኣ ድማ ዝተፈላለዩ ባትርታትን ዝተፈላለዩ ናይ ማግኔታዊ ስሕበትን ዘለዋ ዓይነት ማሽን እያ።

መሰረታዊ ልምዓት ካብ መሰረታዊ ልምዓት ሓደ ምትእትታው ትምህርቲ እንትኮውን እዚ ምትእትታው ትምህርቲ ናብ ዘይተመሃሩ ሰባት ወይ ከዓ ናብ ገጠር ከባቢታት ዝተፈላለዩ ዘይተመሃሩ ህፃዊንቲ ንምምሃር ዝግበር ዓይነት ልምዓት መሰረታዊ ልምዓት ሓደ ምትእትታው ትምህርቲ እዩ።

ስደት ቡዙሓት ስደተኛታታት ኣብ ትግራይ ከም ዘለው ዝፍለጡ ኾዮኖም እዞም ሰደተኛታታት እዚኦም መሠረታዋ ድልየታቶሞ ንምምላእ ኻብ ሓደ ዓዲ ናብ ኻሊእ ይኸዲ ንነአብነት ቡዙሓት ተጋሩ ናብ ጣልያን ንምካድ ኣብ ከንባቢ ሊብያ ዝበሃል ከባቢ ባሕሪ ሜዲትርያን ብምሽጋር ዝከድሉ ስደት እዩ።

ኣርማ ካብዚኦም ኣርማታት እዚኦም ንመፍለይ ንጥቀመሎም ነገር እንትኮዉን ሓደ ናይ ክዳን ኣርማ ክንዛረብ ክለና ንኣብነት ናይ ኣዲዳስ ዝበሃል ኣርማ ሰለስተ መስመር ዘለዎ ፃዕዳን፤ ፀሊምን ምልክት ዘለዎ ሓደ ኣርማ መፍለዪ ናይ ኣዲዳስ ምልክት እዩ።

ጫማ ካብ ጫማታት ክንፅውዕ ከለና ካብ ቆርበት ዝተሰርሐ ጫማ ወይከዓ ናይ ኣምበሳ ጫማ ዝብሃል ኣብ ኢትዮጵያ ዝርከብ ካብ ዝተፈላለዩ ቆርበታት ውፅኢት ዝተሰርሐ እንትኸውን እዚኸዓ ብጣዕሚ ካብ ሓደጋ ተከላኸሊ ካብ ቁሪን ካብ እሾኽን ዝከላኸል ዓይነት ጫማ እዩ። ኣብ ሃገርና ኢትዮጵያ ብዙሕ ጫማ ኣለው።

ጉዕዞ ካብ ቦታ ናብ ቦታ ምንቅስቃስ ንኣብነት ካብ ኢትዮጵያ ናብ ኬንያ ምካድ ጉዕዞ እንትኸውን ቱሪዝም ዝተፈላለየ መስሕባት ናይ ዓድዋ መስሕብ ቱሪዝም ዘለዎ ኣብ ኣዲስ ኣበባ ዝርከብ ስደት ካብ ሃገር ናብ ሃገር ብዘይ ሕጋዊ ስደት ዝኸይድ ብዙሕ ሰብ ዓይነት ስደት ሓደ እዩ።